እዞም ኣብዚ ምስሊ ዝርኣዩኒ ዘለዉ ሰባት ሕጊ ኣኽበርቲ እንትኾኑ ኣሽከርከርቲ ብዘይ ሕጊ ካብ ሕጊ ወፃኢ ንኸይኸዱን ዝቆፃፀሩን እዮም።

እዚ ኣብዚ ምስሊ ዝርኣየኒ ዘሎ ኣቕሓ ፀናፅል ዝብሃል ናይ ሃይማኖት ክርስትና ኣብ ዉሽጢ ቤተክርስትያን እንጥቀመሉ ኣቅሓ እዩ።

እዞም ዝርእይኒ Hለው መጋየፅታት ዑንቁታት እንትኾኑ ደቂ ተባዕትዮ ብኣብዛሓ ድማ ድቂ ኣንስትዮ ኣብ እግሪን ኣብ ዕዳወን ኮታስ ኣብ ክሳደን ብምእሳር ዝጋየፃሎም መጋየፅታት እዮም።

እዚ ዝረኣይ ዘሎ ናይ መዝናነይን መዛናግዕን ቦታ እንትኸውን ደቂ ሰባት መፅዮም ዝዛናግዕሉን ዝዝናነይሉን ቦታ እዩ።

እዚ ዝረአየኒ ዘሎ ቦታ መዘናጊዒ ቦታ እንትከውን ደቂ ሰባት መምስ አዕርክቶም ወይ ካዓ መሓዝቶምን ዝዛናግዕሉን ዝሕደስሉን ቦታ እዩ ፡፡

እዚ ኣብዚ ምስሊ ዝረአየኒ ዘሎ ሰብኣይ ሙዚቀኛ እንትኸውን ሰለሙን ባይረ ወይ ድማ ወዲ ባይረ እናተባህለ ዝፍለጥ ሙዚቀኛ ዋና እኺ ዋና እናበለ ዝደርፍ ሙዚቀኛ እዩ፡፡

እዞም እብዚ ምስሊ ዝረአዩኒ ዘለው አሕምልትን አትክልትን እንትኮኑ ከም እኒ ባናና፣ ማንጎ፣ ኮሚደረን ዝአመሰሉ ደቂ ሰባት ንምግብነት እንጥቀመሎም አትክልትን አሕምልትን እዮም።

እዚ ዝሪኦም ዘለኹ አቑሑ ድማ ናይ ዕዳጋ አቐሑ እንትኾኑ፤ ዝብላዕ ዘለዎም ዝተፈላለዩ ደቂ ሰባት ድማ መፂኦም ብገንዘቦም ገዚኦም ክጥቀምዎምን ክምገብዎምን ዝኽእሉ አቑሑ እዮም፡፡

እዞም ኣብዚ ምስሊ ዝረኣዩኒ ዘለው መጋየፅን መመላክዕን ደቂ ተባዕትዮ ብፍላይ ድማ ደቂ ኣንስትዮ ዝላካየኦምንን ንቆርበተን መላሰለሲ ዝጥቀምኦን ኣቁሑት እዮም።

እዞም ዝርአዩ ዘለዉ ኣቑሑ ናይ መመላክዕን መጋየፅን ኣቑሑ እንትኮኑ ደቂ ተባዕትዮ ብኣብዝሓ ድማ ደቂ ኣነስትዮ ዝመላካዓሎምን ዝፀባበቃሎምን ኣቑሑ እዮም፡፡

እዚ ዝርአ ዘሎ ቦታ ናይ መዘናግዒ ቦታ እንትኸውን ኣብ ከተማ ኣኽሱም ከምኡውን ኣብ ውሽጢ ዩኒበርስቲ ኣኽሱም ዝርከብ ናይ ተምሃሮ መዘናግዒ መዝናነይን ቦታ እዩ፡፡

እዚ ኣብ ምስሊ ዝረአየኒ ዘሎ ናይ ንግድን ምትዕድዳግን ቦታ ዝተፈላለዩ ንግድን ምትዕድዳግን ዝሻየጥሉን ዝታዓዳደግሉን ናይ ንግድን ምትዕድዳግን ቦታ እዩ።

እዞም ኣብዚ ምስሊ ዝርኣዩኒ ዘለው መጋየፅታት ዝተፈላለዩ ናይ መስቀልን ካልኦት ቅርፃ ቅርፅን ዘለውዎም መጋየፅታት እንትኮኑ ኣብ ክሳድ ዝእሰሩ መጋየፅታት እዮም።

እዞም ዝርኣዩኒ ዘለው ኣቁሑት ስፖርማርኬት ማለት እውን ናይ ንግዲ ኣቁሑት እንትኮኑ ሰባት ዝተፈላለዩ ኣቁሑት ዕድጊት ማለት እውን ናይ ኣቁሑት እዝይኣቶም ምትዕድዳግ ዝገብርሎም ኣቁሕታት እዮም።

እዚ ኣብዚ ምስሊ ዝርአየኒ ዘሎ ቦታ ቤት ምግብን መስተን እንትኸውን ደቂ ሰባት ክፀምኦምን ክጠምዮምን ከሎ ናብዚ ብምእታው ፅምኦም ዝረውዩሉን ጥምየቶም ዝዕንገሉሉን ቦታ እዩ፡፡

እዛ ኣብ እዚ ምስሊ እትረአየኒ ዘላ መኪና ናይ ኣረቒ መመላለሲት መኪና እትከውን ካብ ቦታ ናብ ቦታ አረቂ እተመላልስ መኪና እያ፡፡

ኣብዚ ምስሊ ዝርኣየኒ ዘሎ ቦታ ድማ ዝተፈላለዩ ኣጭርቅትታት ዘለውሉ ናይ ንግድን ምትዕድዳግን ቦታ እንትከውን ከምኒ ሽርጥ ዝኣምሰሉ ዘለውሉ ቦታ እዩ።

እዛ ኣብ እዚ ምስሊ እትረአየኒ ዘላ ኣዶ ምስ ውላዳ ወይ ድማ ምስ ህፃን ቆልዓ እትርከብ ሓቑፋቶ ከም ዘላን ዘመላክት ምስሊ እዩ፡፡

እዚ ኣብዚ ምስሊ ዝረኣየኒ ዘሎ ኣቐሓ ድማ ናይ ኣትክልትን ኣሕምልትን ፍረ እንትኽውን ንሱ ድማ ኮሚደረ ዝባሃል እዩ። እዙይ ድማ ንዝተፈላለዩ ምግብነት እንጥቀመሉ ፅቡቅ ዝኾነ ኣትክልትን ናይ ኣትክልትን ፍራምረን ውፂኢት እዩ።

እዚ ዝሪኦ ዘለኩ ድማ ናይ ኣቑሑ መሸጣ እንትኸውን፣ ደቂ ሰባት ዝደለይዎ ኣቕሓ ናብ እዙይ መፅዮም ብገንዘቦም ክገዝእሉ ዝኽእሉ ኣቕሓ እዩ።

እዞም ዝርኣይ ዘሎው ኣቁሑታት ናይ ምግቢ ኣቁሑታት እንትኾኑ ደቂ ሰባት ከም ንምግቢነት ክጥቀምሎም ዝኽእሉ መትሕዚ ምግቢ ኣቁሑታት እዩም።

እዞም አብዚ ምስሊ ዝርእዩ ዘለው አትክልትን አሕምልትን እንትኮኑ ዓንቢቦም ንአእምሮካ ምሕዳስ ዝኮኑ አሕምልትን አትክልትን እዮም።

ኣብዚ ዝርአዩኒ ዘለዉ ምስሊ ሓደ ወዲ ተባዕታይ ማለት እውን መንእሰይ ኣብ በቕሊ ሰሪሩ እንትኸይድ ኣብ የማናይ ኢዱ ናይ ትግራይ ባንዲራ ኣብታ ናይ በቕሊ እውን ናይ ትግራይ ባንዲራ ዝተቐለመት ረመፅ ዝብል ፅሑፍ ዘለዋን እዮም፡፡

እዚ ዝረአ ዘሎ ተክሊ ድማ ሻንቦቆ ዝተባሃለ ተክሊ እንትከውን ሓምለዋይ ሕብሪ ዘለዎ ተክሊ እውን እዩ፡፡ እዚ ድማ ንዝተፈላለየ ባህላዊ ቅመማትን ንዝተፈላለየ መድሓኒታት ክጠቅም ዝኽእል ተክሊ እዩ፡፡

እዚ ኣብዚ ምስሊ ዝርአየኒ ዘሎ ኣርማ ናይ ፖሊስ ትግራይ ኣርማ እንትኸዉን ኣብ ላዕሊ ናይ ሓወልቲ ኣኽሱም ቅርፂ ዘለዎ ኣብ ታሕቲ ድማ ናይ ሚዛን ቅርፂ ዘለዎ እንትኸዉን እቲ ናይ ሚዛን ዘለዎ ቅርፂ ምልክት ድማ ሚዛናዉነትን ፍትሓዉነትን ኣሳራርሓ ማለት እዩ።

እዚ ኣብዚ ምስሊ ይርአየኒ ዘሎ ኣርማ ዋዕላ ማሕበረሰባት ትግራይ ዝብል ፅሑፍ ዘለዎ ኣብ ማእከሉ ድማ ናይ ሓወልቲ ኣኽሱም ቅርፂ ዘለዎ ኣርማ እዩ፡፡

እዚ ዝረእየኒ ዘሎ ቦታ ካብ ቆርቦት ዝተሰረሐ ጫማ ረጊፆም ዘለውሉ ሰለስተ መናእሰይ ማለት እውን ሰለስተ ሰባት ዘለውሉ ቦታ እዩ፡፡

እዚ ዝረኦ ዘለኩ ኣርማ ወይ ድማ ምልክት ድማ ናይ መቐለ ዩኒቨርሲቲ ኣርማ ወይ ድማ ምልክት እንትኸውን ፁሑፍ እውን ዘለዎ መቐለ ዩኒቨርስቲ ዝብል ዘለዎ እዩ።

እዚ ዝረአየኒ ዘሎ ምስሊ ብሓምለዋይ ቆፅሊ ዝተሸፈነ ኣብ ውሽጢ ከተማ ሽረ ዝርከብ ዞባ ሰሜን ምዕራብ ማእከላይ ቤት-ፍርዲ ምድብ መጋባእያ እዩ።

እዚ ዝርኣ ዘሎ ቦታ ናይ ሕርሻ ቦታ እንትኸውን ብዙሓት ኣትክልቲታን ዘለውሉ ብዙሓት ሓምለዎት ኣትክልቲ ንኣእምሮኻ መሐደስትን መዘናግዕቲ ዝኾኑ ኣትክልቲታት ዘለውሉ ቦታ እዩ።

እብዚ ዝረአየኒ ዘሎ ገዛ ማለት እውን ቤተ ክርስቲያን ክልተ ተማርዓውቲ ማለት እውን መርዓትን መርዓውን ስጋሃ ደሙ ዝቅበልሉ ዘለው ቤተ ክርስቲያን እዩ።

እዚ ኣብዚ ምስሊ ዝረአየኒ ዘሎ ኣቕሓ ሶፍት ዝበሃል ቀምቀምቲ ክንቅምቀም ከለና ፀጉሪ ናብ ክሳድና ከይወርደና ኣብ ውሽጢ ክሳድና ዝኣስሩልና ንኻልኦት ዝተፈላለዩ ጥቕማጥቕሚ ነውዕሎን ኣቕሓ እዩ፡፡

እታ እትረአ ዘላ ድማ ተሽከርካሪት እትከውን መኪና ማለት እንትከውን ካብ ቦታ ናብ ቦታ እተንቀሳቀስ ብዙሕ ኣቁሑ ካብ ቦታ ናብ ቦታ እተመላልስን ኣቅሓ እያ።

እዙይ ዝርኣ ዘሎ ገዛ ናይ ቤት ምግብን መስተን ገዛ እንትኸውን ደቂ ሰባት ፅምኦም ብገንዞቦም ዝረውይሉን ጠምዮም መፅእዮም ብገንዘቦም ዝዕንገልሉን ገዛ ማለት እውን ቤት ምግቢ መስተን እዩ።

እዚ ዝረኣየኒ ዘሎ ጋዜጣ ማለት እውን መፅሓፍ ኣብ ሽፋኑ ፅሑፍ ዘለዎ እቲ ፅሑፍ ድማ ናይ ደረሰቲ ናፅነት ምስ ካልኦት ዝተመረፁ ስነ- ፅሕፋውን ባህላውን ዓንቀፃት ዝብል ኣብ እግሪ ድማ ግርማይ ነጋሽ ዝብል ፅሑፍ ዘለዎን እዩ።

እዚ አብዚ ምስሊ ዝረእየኒ ዘሎ ገዛታት ብዝገርምን ብዘድንቅን አሰራርሓ ዝተሰርሐ ወይ ድማ ዝተሃነፀ እንትከውን ካብኡ ድማ ሓምለዋየ ተክሊ እውን ዘለዎ እውን እዩ፡፡

እዚ ዝረአ ዘሎ ገዛ ናይ ቤት ምግብን መስተን ገዛ እንትከውን ደቂ ሰባት መፅኦም ፀሚኦም ብገንዘቦን ዝረውይሉን ጠምዮም መፅኦም እውን ብገንዘቦም ዝዓግብሉ ወይ ድማ ዝፀግብሉን ገዛ እዩ፡፡

እዞም ዝረአዩ ዘለዉ ተኽልታት እንትኾኑ ንትርኢቶም ሓምለዋይ ሕብሪ ዘለዎም ንቡዙሓት መድሓኒታት ክጥቅሙ ዝኽእሉ ብባህላዊ ቅመማቅመም ተቐሚሞም ንቡዙሓት ሕማማት ክፍዉሱ ዝኽእሉ ኣትክልቲ እዮም፡፡

እዞም ኣብዚ ምስሊ ዝረኣዩኒ ዘለው ሰባት ሕጊ ኣክበርቲ እንትኮኑ ናይ ሕጊ ኣክበርቲ ክዳንን ጠበንጃን ሒዞም ይርከቡ።

ኣብዚ ዝርአየኒ ዘሎ ምስሊ ድማ ዝተፈላለዩ እፅዋት ዘለዉሉ ጀፍ ዘለዎም፣ ሓምለዋይ ቆፅሊ ዘለዎም፣ ምፅላሎም ጥዑማት ዝኾኑ ተኽልታት እዮም፡፡

እዚ ኣብዚ ምስሊዝረኣየኒ ዘሎ ምግቢ ንምብልዑ ጡዑም ዝኮነን ሃናፂን ሰውነት ዝኾነን እንጀራ ብርግኦ እዮም።

እዚ ዝርአ ዘሎ ተክሊ ድማ ማለት እውን ንባህላዊ ሕክምና ክጠቅም ዝክእል ደቂ ሰባት ንቡዙሕ መድሓኒታት መፈወሲ ዝጥቀምሉን እዩ፡፡

እዚ አብዚ ምስሊ ዝረአየኒ ዘሎ ቦታ ናይ ሃይማኖት መግልፂ ዝኾነ አቦታትና መፅሓፍ ቅዱስ ዘንብቡሉን ዝፅልይሉን ዘለው ቦታ እዩ።

እዚ ዝርአ ዘሎ ቦታ መዝናነይን መዘናግዕን ቦታ እንትኸውን ደቂ ሰባት መምስ መሓዙቶም መፂኦም ዝዘናግዕሉን ግዜኦም ዘሕልፍሉን ዝሕደሱሉን ቦታ እዩ።

እዙይ ኣብዚ ምስሊ ዝርኣየኒ ዘሎ ምግቢ ዝተፈላለዩ ኣስቤዛታት ዘካተተ ከምኒ ጉዕ ሕልበትን ካልኦትን ዝኣምሰሉ ዘካተተ ንምብልዑ ምቁር ዝኮነ ምግቢ እዩ።

እዞም ኣብዚ ምስሊ ዝረኣዩኒ ዘለዉ ኣቑሑ ናይ ሃይማኖት ክርስትና መግለፂ ዝኾኑ መስቀላት እዮም፡፡

ኣብዚ ምስሊ ዝሪአን ዘለኹ ሰባት ማለት እውን ህፃውንቲ ተኣኪበን ዝፃወታ ዘለዋ ዝዘናግዓ ዘለዋን ቆልዑ እየን፡፡

እዚ ዝሪኦ ዘለኩ ቦታ ናይ ንግድን ምትዕድዳግን ቦታ እንትኸውን ከም እኒ ጫማ ዝኣምሰሉ፣ ከም እኒ መኮስተር ዝኣምሰሉ ኣቑሕታት ዘለዎ እዩ፡፡

እዚ ዝረአ ዘሎ ምልክት ወይ ድማ ኣርማ ናይ ቢሮ ሕርሻን ልምዓት ገጠርን ክልል ትግራይ ኣርማ እዩ ወይ ድማ ምልክት እዩ፡፡

ኣብዚ ዝረኣየኒ ዘሎ ቤት ምግቢን መስተን ኣብ ኣፍደጊኡ መሕፀቢ ዘለዎ ብሓምለወት ተክልታት ዝምዓረገን ሰባት ማለት እውን ደቂ ሰባት ጠምዮም ዝዕንገልሉ ፀሚእዮም ዝረውይሉን ቤት ምግብን መስተን እዩ።

እዚ አብ እዚ ምስሊ ዝረአየኒ ዘሎ ሰብአይ ራየታይ እንትከውን ናይ ራያ ባህሊ አከዳድና አብ ማእከል ርእሱ ጠስሚ ገይሩ ይከይድ አሎ ፡፡

እዚ አብዚ ምስሊ ዝረእየኒ ዘሎ ቦታ ቤት ምግብን መስተን እንትኸውን ንሱ ድማ ደአማተ ሆቴል ዝበሃል እንትኸውን ደቂ ሰባት ክፅምኦምን ክጥምዮምን ከሎ አትዮም ዝዕንገሉሉን ዝሰትዩሉን ቦታ እዩ፡፡

እዚ ዝረአ ዘሎ ፅሑፍ ድማ ናይ መፋለጢ ፅሑፍ እንትኸውን ባልትናን አትክልትን መሸጢ ቲቲ ዝብል አድራሻ አብ ጣብያ ሓየሎም ዝኾነ ፅሑፍ ዘለዎ እዩ።

እዞም ዝረአዩ ዘለው ኣቅሑ ናይ ገዛ ኣቅሑ እንትኮኑ እቲ ሓደ ናይ ማይ መስተዪ ኣቅሓ እዩ። እዚኣቶም ድማ ደቂ ሰባት ካብ መዓልቲ ናብ መዓልቲ ዝጥቀሙሎም ኣቅሑ እዮም።

አብዚ ዝረእየኒ ዘሎ ቦታ መኪና ዘላትሉ ከምኡ እውን ቤት ምግብን መስተን እንትከውን ደቂ ሰባት ጠምዮም ዝዕንገሉሉ ፀሚኦም ዝረዊሉን ቤት ምግብን መስተን እዩ፡፡

እዛ እትረአ ዘላ ጨርቂ ድማ ባንዴራ እንትትኸውን ኣብ ማእኸላ ፀሊም ሕብሪ ኮኾብ ዘለዎ ኣብ ናይ ማእኸላ ብተወሳኺ ፃዕዳ ሕብሪ ብታሕቲ ድማ ቀይሕ ሕብሪ ዘለዋ እያ።

እዛ ኣብዚ ምስሊ እትረአየኒ ዘላ ጓል ኣንስተይቲ ናይ ኣቋናንና ፀጉራ ፍልይ ዝበለ ሕምሽኽ ኢሉ ዝተቆነነ ብጣዕሚ ማዕሪጋን ፀቢቓን ዘላ እያ፡፡

እዞም ዝርአዩ ዘለዉ ድማ ናይ ኣትኽልትን፣ ኣሕምልትን፣ ፍረምረን እንትኾኑ ንምግብነት ክውዕሉ ዝኽእሉ ደቂ ሰባት ገዚኦም ኣብ ምግቢ ከውዕልዎም ዝኽእሉ ተኽልታት እዮም።

እዚ ዝረአ ዘሎ አትክልትን ፍራምረን እንትኸውን ንምርአዩ ደስ በሃልን ሓምለዋይ ሕብሪ ዘለዎም አትክልትን አሕምልትን እዮም።

እዚ ኣብዚ ምስሊ ዝረኣየኒ ዘሎ ቦታ ዝተፈላለዩ ናይ ገዛን ናይ ቢሮን ኣቁሑን ዝስርሑሉ ተሰሪሑም ድማ ናብ መሸጣ ክቀርብሉ ዝኽእሉ ቦታ እዩ።

እዞም ዝረአዩ ዘለዉ ኣቑሑ ድማ ናይ መጋየፅን መመላክዕን ኣቑሑ እንትኾኑ ደቂ ተባዕትዮ ብፍላይ ድማ ደቂ ኣንስትዮ ብኣብዝሓ ዝጥቀማሉን ዝጋየፅሎምን ዝመላኩዑሎም ኣቑሑ እዮም።

እዚ ዝሪኦ ዘለኹ ቤተ ክርስቲያን እንዳማርያም እንትኸውን ኣብ ውሽጢ ከተማ ኣኽሱም ዝርከብ ብዙሕ ተሳላሚ ብዙሕ ፀሎት ዘካይድሉ ሰብ ቦታ እዩ፡፡

እዛ እትረአ ዘላ ኣቅሓ መኪና እንትከዉን ሰባት ካብ ቦታ ናብ ቦታ ዝንቀሳቀሱላ ኣብ ዝሓፀረ ግዜን ድካም ብዝቀነሰ ዝንቀሳቀሱላን ኣቅሓ እያ።

እዛ ዝሪኣ ዘለኹ ጓል ኣንስተይቲ ማለት እውን ቆልዓ ፀጉራ ኣፅብቕ ኣቢላ ተቖኒና፤ ሕምሽኽ ኣቢላ ካብኡ ድማ ቅሩብ ፍርይ ብዝበለ ተቖኒና ዘላ እያ።

እዞም ዝረአዩ ዘለው ቆልዑ ድማ ተማሃሮ እንትኾኑ ዝዘናግዑን ዝጫወቱን ዘለውሉ ቦታ ብሓባር ብምዃን ዝሕደሰሉን ዘለውሉ ቦታ እዩ።

እዚ ዝርአየኒ ዘሎ ኣቅሓ ድማ ናይ ማዕፆ ማለት እውን ናይ በሪ መዕፀውን መክፈትን ክከውን ዝክእል ኣቅሓ ካብ ኣብ ስራሕቲ ጣውላ ማውላ ዝስራሕ ኣቅሓ እዩ።

እዚ ኣብዚ ምስሊ ዝርእየኒ ዘሎ ገዛ መመገቢ ገዛ እንትከውን ኣብ ውሽጢ ከተማ ኣክሱም ዝርከብ ናይ ተምሃሮ መመገቢ ኣዳራሽ ወይ ድማ ገዛ እዩ።

እዚ ኣብዚ ምስሊ ዝርአየኒ ዘሎ ሰባት አስላም እንትኾኑ ማለት ድማ ናይ እስልምና ሃይማኖት ዘለዉ እንትኾኑ ናይ ባዕሎም ናይ እስልምና ኣከባብራ ዘኽብሩ ዘለዉ ሰባት እዮም፡፡

እዛ እትርአ ዘላ ሰበይቲ ኣብ ብሳዕሪ ዝተሰርሐ ኣብ ቤት ዝመስል ገዛ ዘላ ኮይና፣ ኮፍ ኢላ እክሊ እትብቁፅ ዘላ ደርሁ ድማ ኣብ ጎና ኮይነን ዝኮላኮልኣ ዘለዋ እዩ ።

እብዚ ዝረአ ዘሎ ቦታ ብዙሓት ሰባት ናይ ትግራይ ባንዴራ ብምልዓል ፈቆዶ ጎደናታትን ፅርግያን መረሮቶምን ኣንፅርፅሮቶምን ዝገልፅሉ ዘለው ቦታ እዩ።

እዚ ዝረኣ ዘሎ ድማ ናይ ቤት ምግብን መስተን እንትኸውን ደቂ ሰባት ፀሚኦም መፂኦም ብገንዘቦም ዝረዊሉ ደቂ ሰባት ጠምዮም መፂኦም ብገንዘቦም ዝፀግብሉን ገዛ እዩ።

ኣብዚ ምስሊ ዝረአየኒ ዘሎ ጋዜጣ ማለት እውን መፅሓፍ ኣብ ሽፋኑ ፅሑፍ ዘለዎ እቲ ፅሑፍ ድማ ነጋሪት ጋዜጣ ትግራይ ብሄራዊ ክልላዊ መንግስቲ ትግራይ ዝብሉ ዘለውዎ መፅሓፍ እዩ፡፡

ኣብዚ ዝረኣየኒ ዘሎ ቦታ ሕክምና ቦታ ማለት እውን መሰረታዊ ግልጋሎት ዝካየደሉ ዘሎ ቦታ እንትከውን ዝተፈላለዩ ጥዕና ዝሰኣኑ ወይድማ ሕሙማን ሰባት ዘለውሉ ብዝተፈላለዩ ሓካይም ማለት እውን ሰብሞያ ዝሕከሙሉ ዘለውን ቦታ እዩ።

እዚ ዝረአየኒ ዘሎ ቦታ ታፔላ ዘለዎ ናይ መፋለጢ ቦታ እንትኸውን ኣብቲ ታፔላ ድማ ፅሑፍ ከምዘለዎ የርኢ። እቲ ፅሑፍ ድማ ባህላዊ ሕክምና ተሓኪሙ ዝደሓነ ይኸፍል፣ ተሓኪሙ ዘይደሓነ ድማ ኣይኸፍልን ዝብል ፅሑፍ ዘለዎ እዩ።

እዚ ኣብዚ ምስሊ ዝረአየኒ ዘሎ ቦታ መዝናነዪ ቦታ እንትኸውን ደቂ ሰባት ዝተፈላለዩ መስተን ምግብን እናተጠቐሙ ዝዘናግዑሉን ዝዝናነዩሉን ቦታ እዩ፡፡

እዚ ኣብዚ ምስሊ ዝረእየኒ ዘሎ ቦታ ናይ ስፓርማርኬት ኣቑሑን ምትዕድዳግን እንትኸዉን ደቂ ሰባት ዝተፋላለዩ ናይ ንግዲ ኣቑሑታት ልዉዉጥ ዕዳጋ ዝካየደሉ ቦታ እዩ፡፡

ኣብዚ ምስሊ ይርአዩኒ ዘለዉ ሰብኣይ ተፈለጥቲ ካብ ዝበሃሉ ሓደ ፀጋየ በርሀ ዝተባህሉ ሰብኣይ እዮም፡፡

ኣብዚ ምስሊ ዝረአየኒ ዘሎ ፀብሒ ብቐይሕ ፀብሕን ካልኦት ኣስቤዛታትን ዝተኸሸነን ዝተኸሻሸነን ምግቢ ማለት እውን ፀብሒ እዩ፡፡

እዚ ዝርኣየኒ ዘሎ ቦታ ድማ ሓንቲ ሰበይቲ ማለት እዉን ሓንቲ ኣዶ ሒና ተሓኒና ማለት እዉን ተለኽያ ዘለትሉ ቦታ እዩ።

እዚ ኣብዚ ምስሊ እዚ ዝርአየኒ ዘሎ ቤት ትምህርቲ ሬይንቦው ኣፀደ ህፃናት ዝበሃል ቤት ትምህርቲ እንትኸውን ዝተፈላለዩ ህፃናት ናብዚ መዚኦም ትምህርቲ ዝግልገልሉ ቦታ እዩ፡፡

እዚ ኣብዚ ምስሊ ዝረአየኒ ዘሎ ቦታ ብግመ ዝተሸፈነን ብሓምለዋይ ኣትክልትታት ማለት እውን ብሳዕሪታት ዝተሸፈነን ንኣእምሮ መሕደሳይ ዝኮነ ቦታ እዩ።

እዚ ዝርአየኒ ዘሎ ገዛ ቤተ ክርስትያን እንትከውን ኣብ ኣፍ ደጉኡ ናይ መስቀል ቅርፂ ዘለዎ ደቂ ሰባት ንፈጣሪኦም እንዳመፁ ፀለቶምን ምሀለሎኦምን ዘሰምዕሉ ቤተ ክርስትያን እዩ።

እዚ ዝርአ ዘሎ ቦታ ብወሰን ወሰን ብሓምለዋይ ኣትክልቲ ዝተሸፈነ ኣብ ማእኸሉ ብማይ ዝመልአን ኣብ ጎኒ ድማ ቆልቋል ዝበሃል ተኽሊ ዘለዎን ቦታ እዩ

እዚ ዝረአየኒ ዘሎ ገዛ ኣብ ከተማ ኣኽሱም ዝርከብ ናይ ወላዲትና ድንግል ማርያም ቤተክርስትያን እዩ፡፡ እዚ ድማ ደቂ ሰባት መፅዮም ዝፅልዩልን ሃይማኖቶም ዝገልፁሉን ቦታ እዩ፡፡

እዞም አብዚ ምስሊ ዝረአዩኒ ዘለው አቑሑ ናይ ገዛ አቑሑ እንትኾኑ፤ ከምኒ ማንካ፣ ብረድስቲ ዝአመሰሉን እዮም፡፡

እዞም ዝረእዩ ዘለው ሰባት ናይ ሕጊ አክበርቲ ሰባት እንትኮኑ ናይ ትግራይ ባንዴራ ሒዞም ናይ ከምኡ እውን ናይ ሕጊ አክበርቲ ክዳን ተከዲኖም ዘለውሉ እዩም፡፡

እዚ ዝረአ ዘሎ ገዛ ቤት ትምህርቲ እንትኸውን ሰብኣይ ንተምሃሮ እናፅሓፈ ዘምህረሉን ትምህርቲ ዘቕስመሉን እዩ፡፡

እዘን ዝርእየን ዘለኹ ሰባት ኣብ ሙዚቃ ሳዕሳዕቲ እንትኾና ብዙይ ዝሳዕሰዐዖ ምኽንያት ድማ ገንዘብ ዝኽፈለን እየን።

እዚ ዝርኣየኒ ዘሎ ቦታ ማይ ፀሎት እንትከውን ሰባት ቡዛሓት ሰባት ሕማም ዘሎዎም ውይ ድማ ጥዕና ዝሰኣኑ ሰባት መፅኦም ሕማሞም ዝጥፍእሉን ናብ እዚ ቀላይ ማለት እውን ናብዚ ማይ ፀሎትን ብእታዊ ሕማሞም ዝጥፍእሉ ማይ ፀሎት እዩ።

እዞም ኣብዚ ምስሊ ዝርአዩኒ ዘለዉ መጋየፅታት ናይ ሃይማኖት ክርስትና መግለፂ ዝኾኑ ቅርፃ ቅርፂ ማለት እዉን ናይ መስቀል ቅርፂ ዘለዎም ኣብ ክሳድ፣ ኣብ ኢድ ክእሰሩ ዝኽእሉ መጋየፅታት እዮም።

እዚ ኣብዚ ምስሊ ዝርኣየኒ ዘሎ ጋዜጣ፣ ማለት እዉን መፅሓፍ፣ ኣብ ሽፋኑ ናይ ወላዲትና ድንግል ማርያም ስእሊ ወይ ድማ ፎቶ ዘለዎን ፅሑፍ ዘለዎን እዩ።

እዚ ኣብዚ ምስሊ ዝርኣየኒ ዘሎ ኣትክልቲ ዓተር እንትብሃል ደቂ ሰባት ናብ ፀብሒ ክኾን ይኽእል ንኻልእ መንገዲ ክምገብዎ ወይ ድማ ክጥቀምሉ ዝኽእሉ ተኽሊ እዩ።

አብዚ ምስሊ ዝረአያኒ ዘለዋ ተሽከርከርቲ ኩለን ነናይ ባዕለተን ዕዮ ዘለወን አብ ናይ ማሕበራዊ ሂወት ደቂ ሰባት ነናይ ባዕለተን ግደ ዝዋፃአ ተሽከርከርቲ እየን፡፡

እዞም ዝረአዩ ዘለው እቑሑ ድማ ናይ ንግድን ምትዕድዳግን አቑሑ እንትኾኑ ደቂ ሰባት ብገንዘቦም ክገዝእዎም ዝኽእሉ ገዚኦም ድማ ክጥቀምሎም ዝኽእሉ አቑሑ እዮም።

አዝ ኣብአዚ መሰሊ ዘረአየኒ ዘሎገዛ ቤትምግቢን መሰተን አንትከዉን ደቂ ሰባት ክጠምዮምኒ ከፀሞኦምን ከለዉ እናዳኣተዉ ዝምገብሉኒ ዝሰትዩሉን ቦታ እዩ፡፡

እዚ ኣብዚ ምስሊ ዝርአየኒ ዘሎ ምግቢ እንጀራ እንትኸውን ብቀይሕ ፀብሒ ዝተሰርሐ ፀብሕን ስጋን ዘካተተን ወይ ድማ ዘጠቓለለን እውን እዩ።

ኣብዚይ ምስሊ ዝርኣየኒ ዘሎ ቆፅሊ ወይ እውን ተክሊ ንዝተፈላለዩ ባህላዊ ሕክምናታት ዝጠቅም ካብ ዝተፈላለዩ ሕማማት ዝፍውስን ዘድሕንን ቆፅሊ ወይ ድማ ተክሊ እዩ።

እዚ ዝረአይ ዘሎ ድማ ናይ ሕርሻ ወይድማ ናይ ግብርና ቦታ እንትኸውን ሓምለዎት ኣትክልቲ ዘለውሉ ንምርኣዮም ደስ ዝብሉ ዝሕደስሉን ኣተክልትን ዘለውሉ ቦታ እዩ፡፡

እዚ ዝሪኦ ዘለኩ መጋየፂ ድማ ብደቂ ተባዕትዮ መብዛሕትኡ ድማ ብደቂ ኣንስትዮ ዝእሰር ናይ ዝተፈላለየ መመላኽዕን መጋየፅን ዝጥቀማሉ ኣቕሓ እዩ ።

እዚ ዝርአየኒ ዘሎ ቦታ መኪና ዘለትሉ ኣብ ወሰን ቡቲክን ዘለትሉ ንዝተፈላለዩ ትራንስፖርት ወይ ድማኒ መመላለሲ ኣቑሑ ትጠቅም መኪና ዘለትሉ ቦታ እዩ።

እዛ እትረአ ዘላ ኣቕሓ ድማ መኪና እንትኸውን ተሽከርካሪት እንትኸውን ካብ ቦታ ናብ ቦታ ኣቑሑ ክተማላልስ እትክእል ድኻም እትቅንስን ኣብ ዝሓፀረ ግዜ እተሳክዕን ኣቕሓ እያ።

አብ ትግራይ ቡዙሓት ማእከላት ዜና ከምኡ’ውን መራከቢቲ ሓፋሽ ከም ዘለው ይፍለጥ፡፡ እዚ እንሪኦ ዘለና መራኪቢ ሓፋሽ ወይ ድማ ማእከል ዜና እንታይ ተባሂሉ ይፍለጥ? እዚ ዝርአ ዘሎ ተክሊ ቀይሕ ሕብሪ ዘለዎ እንትኸውን፤ ንዝተፈላለዩ ባህላዊ ሕክምና ክኸውን ዝክእል ተክሊ እዩ፡፡

እዚ ዝረአየኒ ዘሎ ቦታ ዝተፈላለዩ ንህፃውንቲ ዝኮኑ አቁሑ ዘለውሉ ማለት እውን ከምኒ ከረሜላ ዝአመሰሉ ዘለውሉ ቦታ እዩ።

እዞም ኣብዚ ምስሊ ዝረኣዩኒ ዘለዉ ናይ ስራሕቲ ጣውላ ማዉላ ኣቁሑ ንዝተፈላለዩ ቢሮን ማለት እዉን ኣብ ገዛ ኣብ ዝተፈላለዩ ኣብ ዝተፈላለዩ ቢሮታት ንጥቀመሎም ኣቁሑ እዮም ።

እዚ ኣብዚ ምስሊ ይርአ ዘሎ መፅሓፍ ትምህርቲ ሕብረተሰብ እንትኸውን ናይ 6ይ ክፍሊ እዩ፡፡ ከምኡ ድማ እዚ መሸፈኒ ቆርበቱ ናይ ኢትዮጵያ ባንዲራ ናይ ሓወልቲ ኣኽሱም ቅርፃቕርፅን ካልኦት ዝተፈላለዩ ካርታን ባንዴራን ዝሓዘ እዩ፡፡

አብዚ ዝረእየኒ ዘሎ ምስሊ ድማ ምግቢ ዘለውሉ እንተከውን አብ ክልተ ሻሓነ ዝተቀመጡ ዝተፈላለዩ ተክልታት ዘካተቱ አዚዮም ሙቁራት ጥዑማትን ምግብታት እዮም፡፡

እዚ አብዚ ምስሊ ዝርአየኒ ዘሎ ቦታ ናይ ስራሕ ቦታ እንትኸውን፤ ናይ ዝተፈላለዩ ሞባይል፣ ቻርጀርን ካልኦት ኤርፎን፣ ካልኦት ናይ ኤሌክትሪካዊ መሳርሒታትን ዝሓዘ እዩ፡፡

እዙይ ኣብ ምስሊ ዝርኣየኒ ዘሎ ፍራፍረ ደቂ ሰባት ንባህላዊ ሕክምና ወይምን ብተለምዶ መድሓኒት ብምባል እናበልና እንፅውዖ ዝጥቀምሉ ፍራፍሬ እዩ።

እዚ ዝረአ ዘሎ ኣትክልቲ ድማ ሓምለዋይ ሕብሪ ዘለዎ እንትኸውን ንባህላዊ ሕክምና ዝጠቅም ዝተፈላለዩ ቅመማቅመማት ብምግባር ንዝተፈላለዩ ሕማማት ክፍውስ ዝኽእል ኣትክልቲ እዩ፡፡

እዚ ኣብዚ ምስሊ ዝረኣየኒ ዘሎ ገዛ መምሀሪ ኽፍሊ እንትኽውን፣ ከፍ መበሊ ወናብር ዘለውሉ፣ ተምሃሮ ማለት ውን ሕብረተሰብ እናመፁ ኽግልገልሉ ዝኽእሉ ክፍሊ እዩ።

ኣብዚ ምስሊ ይርአዩኒ ዘለዉ ሰባት ኣብ ገዛ ከፍ ኢሎም ድንን ኢሎም ፀሎትን ምህለላን ዘካይዱ ዘለዉ ሰባት እዮም፡፡

እዞም ዝረአዩ ዘለው ድማ ጫማ እንትኾኑ ብደቂ ተባዕትዮ ከምኡ እውን ብደቂ አንስትዮ ክርገፁ ማለት እውን ክዕጠቑ ዝኽእሉ ካብ ጨርቂ ከምኡ እውን ካብ ቆርበት ዝተሰርሑ አቕሓ እዮም።

እዚ ዝረኣየኒ ዘሎ ገዛ ድማ ዝተፈላለዩ ማለት እውን ቡዝሓት ጠራሙዝን ወይድማ ጥርሙዛትን ታኒካታተን ዘለውሉ ገዛ እዩ።

እዞም ኣብዚ ምስሊ ይርአዩኒ ዘለዉ ሰባት ሕጊ ኣኽበርቲ እንትኾኑ ናይ ሕጊ ኣኽባሪ ክዳን ተኸዲኖም ከምኡውን እታ ጓል ኣነስተይቲ ኣብ ክሳዳ ሽርጥ ገይራ ኣብ ኢዳ ድማ ክላሽ ብረት ሒዛ ዘላ ጓል ኣነስተይቲ እያ፡፡

እዚ ዝረእየና ዘሎ ቦታ ዝተፈላለዩ ሰባት ማለት እውን ብዙሓት ሰባት ወፍሪ ዓፀዳ ዘካይድሉ ዘለው ቦታ ባንዴራ ኢትዮጵያ ተዘርጊሓትሉ ዘላ ቦታ ከምኡ እውን አክበርቲ ሕጊ ዘለውሉን ቦታ እዩ ።

እዚ ዝረአየኒ ዘሎ ተኽሊ ወይ ድማ ቆፅሊ ፍረ ዘለዎ ንዝተፈላለዩ ሕማማት መፈወሲ ዝኸውን ንባህላዊ ሕክምና ዝጠቅም ቆፅሊ ወይ ድማ ተኽሊ እዩ፡፡

እዚ ዓብይ ገዛ ድማ ብዙሓት ክፍልታት ዘለውዎ ንመንበሪ ዝጠቅም ደቂ ሰባት ንመንበሪ ክጥቀምሉ ዝኽእሉ ደስ በሃልን ኣገዳስን ገዛ እዩ፡፡

እዚ ዝርአ ዘሎ ቤት ምግብን መስተን እንትኸውን ብሓምለዋይ ተኽሊ ዝማዕረገ ደቂ ሰባት መፅዮም ፀሚኦም ብገንዘቦም ዝዕንገልሉን ዝረውይሉን ገዛ እዩ።

እዚ ኣብዚ ምስሊ ዝርአየኒ ዘሎ ዓብዪ ገዛ ብዝገርምን ብዘመናውን ኣሰራርሓ ዝተሰርሐ ሽዱሽተ ደብሪ ዘለዎ ገዛ እዩ፡፡

እዚ ዝረእየኒ ዘሎ ቦታ ብዛሓት አንስቲ ማለት እውን አዲታት ህፃውንቲ ደቀን ሓቚፈን ዘለዋሉ ቦታ እዩ፡፡

እዚ ዝሪኦ ዘለኹ እፅዋት ማለት እውን ተኽልታት ሓምለዋይ ተኽሊ ኮይኑ ንምርኣዩ ደስ ዝብል፣ ኣእሙሮኻ ዘሕድስ ከምኡውን ንዝተፈላለዩ መድሓኒት ክንጥቀመሉ ንኽእል ተኽሊ እዩ፡፡

እዚ አብዚ ምስሊ ዝረእየኒ ዘሎ ቦታ ናይ ዜና አውታር እንትከውን ዝተፈላለዩ ሙሁራት ተአኪቦም አብ ናይ በዓልቶም አጀንዳ ዘዋጉዕሉ ዘለው ቦታ እዩ፡፡

እዞም አብዚ ምስሊ ዝረእዩኒ ዘለዎ መጋየፅታት ከምኒ ናይ መስቀል ቅርፂ ዘለዎም፣ ከምኒ ናይ ሓወልቲ አኽሱም ቅርፂ ዘለዎም እንትኾኑ አብ ክሳድ ዝእሰሩ መጋየፅታት እዮም፡፡

እዚ ኣብዚ ምስሊ ዝረኣየኒ ዘሎ ቦታ ናይ ንግድን ምትዕድዳግን ቦታ እንትከውን ዝተፈላለዩ ከምኒ ቡና፣ ሽኮር ፈርኔሎን ካልኦት ኣብ ዝተፈላለዩ ኣቁሕታት ዝርከበሉ ቦታ እዩ።

እዞም ዝሪኦም ዘለኹ ተኽልታት ድማ ሓምለዎት ተኽልታት ዘለዉዎም፣ ንቕፅ ዝበሉ ተኽልታት እውን ዘለዉዎም እንትኾኑ እዞም ተኽልታት ድማ ንዝተፈላለዩ መድሓኒታትን ኣብ ጥቕሚ ክውዕሉ ዝኽእሉ ተኽልታት እዮም፡፡

እዞም ዝረአዩኒ ዘለው አትክልትን አሕምልትን እንትኾኑ ንትርኢቶም ሓምለዎት ከውኡ ድማ ንዝተፈላለዩ ቅመማት መድሕኒታት ክንጥቀመሎም ንኽእል እትክልቲ እዮም።

እዛ እትርአ ዘላ ኣቅሓ ድማ ዓብዩን ክባርን ኣቅሓ ኮይና ፅርግያ ለማፅ ንክከውን ብስሚንቶ ጌራ እትሰርሕ ኣቅሓ እያ ።

ኣብዚ ምስሊ ዝርአዩኒ ዘለዉ መጋየፅታት ናይ ሃይማኖት ክርስትና መግለፂ ዝኾኑ ናይ መስቀል ቅርፂ ዘለዎም መጋየፅታት እንትኾኑ ኣብ ክሳድ ዝእሰሩ መጋየፅታት እዮም፡፡

እዞም ኣብዚ ምስሊ ዝረአዩ ዘለው ክልተ ኣወዳት ማለት እውን መናእሰይ ክልቲኦም በትሪ ሒዞም ነፀለኦም ኣወንዚፎም እንትኮኑ እቲ ሳዓት ዘለቶ ድማ ሞባይሉ እናጠወቀ እዩ ዘሎ።

እዚ ዝርእዮ ዘለኩ ቦታ ብጣዕሚ ሰሐባይ፣ ማራኻይ ዝኮነ ቦታ ሓምለዋይ ሕብርታት ዘለዎ ንኣእምሮ ብጣዕሚ መሐደሳይ ዝኮነ ቦታን እዩ።

እዛ ኣብዚ ምስሊ እትረአ ዘላ ጓል ኣነስተይቲ ማለት እውን ሰበይቲ ፅቡቕ ቁኖ ተቆኒና ማዕሪጋ ኣብ እዝና ወርቂ ኣብ ክሳዳ ወርቂ ኣብ ኢዳ ወርቂን ተሸላሊማን ማዕሪጋን ዘላ ሰበይቲ እያ።

እዚ ዝረአ ዘሎ ገዛ ቤተክርስትያን እንትከውን ደቂ ሰባት ንፈጣሪኦም ዝፅልዩሉን ዝምህለሉን ቤተክርስትያን እዩ።

እዚ አብዚ ምስሊ ዝርአየኒ ዘሎ መጋየፂ ወርቂ እንትኸውን ደቂ አንስትዮ አብ ክሳደን፣ አብ ኢደን፣ አብ ርእሰን ኮታስ አብ እዝነን ብምእሳር ዘጋይፃሉ መጋየፂ እዩ፡፡

እዚ አብዚ ምሰሊ ዝረአየኒ ዘሎ ካብ ዕንፀይቲ ዝተሰርሐ ናይ ሃይማኖት ክርስትና መግለፂ መስቀል ዝበሃል አብ ክሳድ ዝእሰር እዩ፡፡

እዞም ዝረኣዩ ዘለዉ ኣትክልቲታት ሓምለዋይ ሕብሪ ዘለዎም እንትኮኑ ንምርኣዮም ደስ ዝብሉን ዘሕድሱን ከምኡ እዉን ንዝተፈላለዩ ቅመማቅመም መድሓኒት ኣብ ጥቅሚ ክውዕሉ ዝክእሉ ኣትክልቲ እዮም።

እዚ ኣብዚ ምስሊ ዝርአየኒ ዘሎ ተኽሊ ወይ ድማ እፅዋት ሓምለዋይ ኮይኑ ንቡዙሓት መድሓኒታት ክጠቅምን ክፍዉስን ዝኽእል ተኽሊ እዩ።

እዞም ዝረአዩ ዘለው ሰባት ሕጊ ኣኽበርቲ ዘለዎም እንትኮኑ ኣብ ክሳዶም ባጅ ዘለዎም ክብርቲ ጋሻ ዝብል ፅሑፍ ዘለዎ ክም ዝኾነ እቲ ባጅ እውን የርኢ።

ኣብዚ ምስሊ ዝርኣየኒ ዘሎ ጋዜጣ ማለት እውን መፅሓፍ ኣብ ሽፋኑ ክልተ ስብኡት ዘለውዎ ፊደረሽን ኤርትራ ምስ ኢትዮጵያ ካብ ማቲየንሶ ክሳበ ተድላ ዝብል ፅሑፍ ዘለዎን እዩ።

ኣብዚ ምስሊ ዝረኣየኒ ዘሎ መፅሓፍ ኣብ ሽፋኑ ጽሑፍ ዘለዎ እቲ ጽሑፍ ድማ ዘይወግሕ ለይቲ ልበ-ወለድ ዝብል ብገነት ይብራህ ብ 2010 ዓ.ም ዝተሓተመ መፅሓፍ እዩ::

እዞም ዝረኣዩ ዘለው ኣትክልትታት ሓምለዋይ ሕብሪ ዘለዎም ኣብ ጫፎም ድማ ዕንበባ ዘለዎም እንትኾኑ ንኣእምሮኻ ዘሕድሱ ኣትክልትታትን ተባሃጊ ተባህጊቲ ኣትክልትታትን እዮም።

እዚ ዝረአ ዘሎ ንውሕ ዝበለ ፀጉሪ ዘለዎ ግን ወዲ ተባዕታይ ኮይኑ ካብኡ ድማ ማይ ዝሰቲ ዘሎ እንትኸውን ፀጉሩ ድማ ጥፍራርያን ነዊሕን እዩ፡፡

እዞም ዝረኣዩኒ ዘለው ሰባት ናይ ራያ ኣከዳድና ተከዲኖም እቲ ሓደ በትሪ ሒዙ፣ እቲ ሓደ ድማ ከላሽን ሒዙ ዘለውሉ እዮም።

ኣብዚ ምስሊ ዝረአዩኒ ዘለው ሰባት ተምሃሮ እንትኾኑ ኣብ ውሽጢ ቤት ትምህርቲ ዝመሃሩን ትምህርቶም ዝከታተሉን ዘለው ሰባት እዮም፡፡

እዞም ዝረአዩኒ ዘለው ሰብአይ አብ ውሽጢ ገዛ ኮይኖም ግን ናብ አፍ ደገ ተወጢሞም። እቶም ሰብአይ ድማ ቀሺ እንትኮኑ ተወጢሞም መፅሓፎም ዘንብቡ ዘለው ሰብአይ እዮም።

እዚ ዝረኣየኒ ዘሎ ቦታ ዓብዪ ኦም ዘለዎ እቲኦም ድማ ሓምለዋይን ብዙሓት ጨናፍርን ዘለዎ ንመፅለሊ ዝጠቅም ኦም እዩ ።

እዚ ኣብዚ ምስሊ ዝረአየኒ ዘሎ ቦታ መዝናነይ ቦታ እንትከውን ዳቂ ሰባት ምስ መሓዘኦምን መዘነኦምን ዝዛናግዕሉን ዝሕደስሉን ቦታ እዩ፡፡

እዚ ኣብዚ ምስሊ ዝርአየኒ ዘሎ ቦታ ወንበር እንትኸውን ከፍ መበሊ ወንበር እንትኸውን ደቂ ሰባት ኣብ ቢሮ ከምኡውን ኣብ ገዛ ንመቐመጢ ዝጥቀሙሉ ኣቕሓ ኣብ ስራሕቲ ጣውላ ማውላ ዝስራሕ ኣቕሓ እዩ፡፡

እዚ ኣብዚ ምስሊ ዝረኣየኒ ዘሎ ቦታ ናይ ሃይማኖት ክርስትና መግለፂ ዝኾኑ ዝተፈላለዩ መላኢክታት ስእሊ ዘለውሉ ቀሺ ድማ መስቀል ሒዞም ዘለውሉ ቦታ እዩ።

እዚ ዝሪኦ ዘለኹ ቦታ ካዓ ናይ ሕርሻ ማለት እዉን ናይ ግብርና ቦታ እንትኸዉን ብዙሓት ኣትክልቲ ንፈተነ ፈሊሶምሉ ዘለዉሉ ወይ ድማ ተተኺለምሉ ዘለዉን ሓምለዎት እንትኾኑ እቶም ኣትክልቲ እዉን ጓል ኣንስተይቲ ድማ ምርመራ እተካይደሎም ዘላን እዩ።

እዚ እዚ ዝርአየኒ ዘሎ ቦታ ፅሕፍ ዘለዎ ማለት እውን ሓደ እኳ ምስይ ኣይነበረን ; ጎይታ ቑመለይ; ኣብርትዒኒ; ካብ ኣፍ ኣንበሳ እውን ኣናገፈኒ ዝብሉ ፅሕፋት ዘለዎ ቦታ እዩ።

እዙ ዝርአ ዘሎ ተኽሊ ድማ ሰቲ ዝበሃል ተኽሊ እንትኸውን ሓምለዋይ ህብሪ ዘለዎ ኣብ ኢድ ክእሠር ዝኽእልን ን ዝተፈላለዩ መድኃኒት ክጠቀም ዝኽእልን ትኽሊ እዩ

እዞም ኣብ እዚ ምስሊ ዝርኣይኒ ዘለው ኣትክልቲ ብጣዓሚ ማራኻይን ሓምለወት ኣትክልቲ እንትኾኑ ንኣእምሮ መሐደስቲ ተኽሊታት እዮም። ከምኡ እውን ብዞም ንመዳሓኒት ምጥቃም ይካኣል እዩ።

እዚ ዝርአ ዘሎ ድማ ናይ ፖሎቲካ እንትኸውን ብዙሓት ሰባት ዘለውሉን እዋናዊ መብርሂ ጀነራል ዮሃንስ (ጆን መዲድ)ዝገልፀሉ ዘሎን እዩ::

እዚ አብ እዚ ምስሊ ዝርአየኒ ዘሎ ገዛ ማለት እውን ቤተ ክርስትያን እንትኸውን፤ አብ ውሽጢ ከተማ አክሱም አብ እንዳማርያም ፅዮን ዝርከብ ቤተ ክርስትያን እዩ፡፡

እዛ እትርአ ዘላ እንስሳ ድማ በቕሊ እትበሃል እንትኸውን፣ ምስ መሳርሒኣ ድማ ጋሪ እትበሃል እንትኸውን፣ ኣቅሓ ካብ ቦታ ናብ ቦታ እተማላልስን እተንቀሳቅስን እንስሳ እያ ?

እዞም ዝሪኦም ዘለኹ ሰባት ድማ ናይ ሃይማኖት ክርስትና መግለፂ ዝኾነ መስቀል ኣብ ቅድሚቶም ሒዞም ዝምህለሉሉን ዝፅልይሉን ዘለዉ እዩ፡፡

እዚ አብዚ ምስሊ ዝረእየኒ ዘሎ አቅሓ ፊሸኮ ወይ ድማ ፊስቶ እንትበሃል ወይ ከዓ እንትኸውን ንማይ መትሕዚ እንጥቀመሉ አቓሓ እዩ፡፡

እዞም ዝረአዩ ዘለው እቑሑ ናይ መጋየፅን መማላኽዕን አቑሑ እንትኾኑ ብደቂ ተባዕትዮ ብአብዘሓ ድማ ብደቂ አንስትዮ ዝእሰሩን ዝጋየፀሎምን ዝማላክዐሎምን አቑሑ እዮም።

እዚ ዝሪኦ ዘለኩ ድማ ቡዙሓት ክዳውንቲ ዘለሉ፤ ቡዙሕ ፍሽኮ፣ ካልኦት ቡዙሓት አገደስትን ንደቂ ሰባት ጠቐምቲን ዝኾኑ ዘለውሉ ቦታ እዩ፡፡

እዚ ዝርኤኒ ዘሎ ቦታ ድማ ኣብ ምዕረፎ ነፈርቲ ከተማ ኣኽሱም ዝርከብ እንትኸውን ጸባቒት ባልትና እንኳዕ ድኃን መጻእኹም ዝብል ካጰልላ ዝተለጠፈ ቦታ እዩ።

እዞም ዝሪኦም ዘለኩ አቁሑ ናይ መጋየፅን መማላክዕን አቁሑ እንትኮኑ መብዛሕትኡ ደቂ አንስትዮ ዝገብርዎም ዝማላክዐሎምን እቁሑ እዮም።

እዚ ዝረአ ዘሎ አቅሓ ድማ ናይ ሙዚቃ መሳርሒ እንትኸውን ክራር ዝብሃል እዩ። ፅቡቅ ድምፂ ዘለዎ ኣብ ስራሕቲ ጣውላ ማውላ ዝስራሕን አቕሓ እዩ።

እዘን ዝርኤን ዘለኹ መኻኺን ናይ መጓዓዝያ መኻኺን እንትኾና ማለት ውን ተሽከርከርቲ እንትኾና ደቂ ሰባት ካብ ቦታ ናብ ቦታ ኣብ ዝሓፀረ ግዜን ብ ድኻም ዘይብሉን ዘመላልሳ ተሽከርከርቲ እየን።

እዛ ኣብዚ ምስሊ ትረኤየኒ ዘላ እንስሳ ዒሉ ትበሃል እንትከውን ንሳ ድማ ዓብያ ንዝተፈላለዩ መፅዐኛ ትጠቅም እንስሳ እያ።

እዞም እብዚ ምስሊ ዝረአዩኒ ዘለው እቁሑ ናይ ባህላዊ ሕክምና እንትኮኑ ደቂ ሰባት መሪሕ ሕማሞም በዚአቶም ተጠቂሞም ዝፍወሱሎም መድሕኒታት እዮም።

እዚ ኣብዚ ምስሊ ዝረኣየኒ ዘሎ ገዛ ብዝገርም ኣነዳድቃ ጥበብን ዝገርም ኣሰራርሓ ዝተሰርሐ ገዛ እዩ።

እዚ ኣብዚ ምስሊ እዚ ዝርአየኒ ዘሎ ባህላዊ ሕክምና ካብ ዝተፈላለዩ ተኽልታት ዝተሰርሐ ባህላዊ ሕክምና ኾይኑ ንዝተፈላለዩ ሕማማት ዝጠቅምን ዘግልግልን ወይ ድማ ዝተፈላለዩ ሕማማት ዝፍውስ ባህላዊ ሕክምና እዩ፡፡

እዚ ዝረአየኒ ዘሎ ኣዳራሽ ወይ ድማ ዓብይ ገዛ ድማ ኣብ ውሽጢ ከተማ ኣክሱም ከምኡድማ ኣብ ውሽጢ ዩኒቨርስቲ ኣክሱም ዝርከብ ዓብይ መመረቒ ኣዳራሽ እዩ።

እዚ ዝረአ ዘሎ ቦታ አብ ከተማ አክሱም ዝርከብ ናይ ማርያም ድንግል ቤተ ክርስቲያን ዝኾነ ብዙሓት ሰባት ዘለውሉ ንፈጣሪኦም ዝፅልይሉን ዘለውሉ ቦታ እዩ።

እዚ ኣብዚ ምስሊ ዝርእየኒ ዘሎ ቦታ ቡዝሓት ሊቃውንትን ኣቅሽትን ዘለውሉ ናይ በዓል መስቀል ዝክበረሉ ዘሎን ቦታ እዩ።

እዚ ዝረአ ዘሎ ተኽሊ ኣብ ላዕሉ ማለት እውን ኣብ ርእሱ ዓሻኽ እንትኸውን ንዝተፈላለዩ ባህላዊ መድሓኒት ዝጥቀም ማለት እውን ኣብ ጥቅሚ ኽውዕል ዝኽእል ተኽሊ እዩ።

እዚ ኣብዚ ምስሊ ዝርኣየኒ ዘሎ ኣቅሓ ናይ ገዛን ቤሮን ኣቅሓ እንትከውን ኣብ ውሽጡ ድማ ዝተፈላለዩ ኣቁሕታት ጠርኒፉ ክሕዘልና ዝክእል ምቹ ዝኮነ ኣቅሓ እዩ።

እዚ ኣብ እዚ ምስሊ ዝርአየኒ ዘሎ ቦታ ክልተ መብራሃቲ ሓይሊ ደቂ ሰባት ኣብ ባሎ ደይቦም ነቲ ናይ መብራህቲ ሓይሊ ዝኸውን ገመዳት ዘስታኻኽሉ ዘለው ሰባት እዮም።

እዞም አብዚ ምስሊ ዝረእዩኒ ዘለዉ ሰባት ጥበብን ባህልን ንምኽባር አብ ውሽጢ ከተማ አክሱም ከባቢ እንዳ ማርያም ዝርከቡ ሰባት እዩም፡፡

እዞም ኣብዚ ምስሊ ዝራኣዩ ዘለው መጋየፅን መማላኸዒን ኣቑሑታት ንሕና ደቂሰባት ማዕሪግናን ፅቢቕናን ንኽንረአ እንጥቀመሎም መሳሪሒታት ማለት መጋየፂን መማላኸዒን ኣቑሑታት እዮም።

እዚ ኣብ ምስሊ ዝርአየኒ ዘሎ ቦታ ኣብ ውሽጢ ከተማ ኣክሱም እንትኸውን ማይ ወቅዑ ግመ ተሸፊኑ ዝርኣየሉ ዘሎ ቦታ እዩ።

እዚ ኣብዚ ምስሊ ዝረኣየኒ ዘሎ ተክሊ ሓምለዋይ እንትከውን ንዝተፈላለዩ ሕማማት ክፍውስ ዝክእል ዓይነት ቆፅሊ ወይድማ ሓምለዋይ ተክሊ እዩ።

እዚ ዝሪኦ ዘለኩ ድማ ኣብ ናይ ገጠር ስፍራ ወይ ድማ ቦታ እንትኸውን ንብዙሓት ከፍትታት ዘለውሉ ገዛ ሓምለዎት ተኽልታት ዘለውሉን ሓሰር ዘለውሉን ቦታ እዩ።

እዚ ኣብዚ ምስሊ ዝርኣየኒ ዘሎ ቦታ ኣብ ከተማ ኣክሱም ከምኡ እውን ወሰን ዩኒቨርሲቲ ኣክሱም ዝርከብ ቦታ እዩ።

እዚ ዝረአየኒ ዘሎ ቦታ ናይ ንግድን ምትዕድዳግን ቦታ እንትኸውን ክራር ዘለዎሉ ደቂ ሰባት መፂኦም ዝደለይዎ ብገንዘቦም ክገዝኡሉን ክተዓዳደግሉ ዝኽእሉ ቦታ እዩ፡፡

እዚ ዝርአ ዘሎ ዓብዪ ኦም ድማ ብሓምለዋይ ሕብሪ ዝተሸፈነ ንመፅለሊ ዝኸውን ዓብዪን ተሃራፍን ኦም እዩ፡፡

እዚ ዝረአየኒ ዘሎ ቦታ ዓሰርተ ትሻዓተ ኳኲላን ሓደ ቢሮን ተቀሚጦምሉ ዘለው ቦታ እዩ።

እዚ አብዚ ምስሊ ዝረአየኒ ዘሎ ምልክት ናይ ዩንቨርስቲ ኮለጅ ምልክት እንትኸውን ንሱ ድማ ሸባ ዩንቨርስቲ ኮለጅ ናይ ዝበሃል ዩንቨርስቲ ኮለጅ ምልክት እዩ።

እዚ ኣብዚ ምስሊ ዝረአየኒ ዘሎ ገዛ ቤተክርስትያን እንትኸውን ሓደ ሽማግለ ማለትውን ሰብኣይ ደው ኢሎም ዘለውሉ ኣብቲ ኣፍ ደገ ቤተክርስትያን ከምኡ ድማ ደቂ ሰባት ንፈጣሪኦም እንዳመፁ ዝፅልዩሉ ን፣ ዝልምንሉ ወይከዓ ዝምህለልሉን ቤተክርስትያን እዩ፡፡

እዚ ኣብ እዚ ምስሊ ዝርኣየኒ ዘሎ ኣዳራሽ ናይ ቤት ምግብን መስተን ኣዳራሽ እንትኸዉን ደቂ ሰባት መፂኦም ዝግልገልሉ ኣዳራሽ እዩ።

እዚ ዝርአየኒ ዘሎ ምልክት ወይ ድማ ኣርማ ናይ ኣደዳይ ትካል ዕቋርን ልቓሕን ኣክስዮን ማሕበር እንትኸውን ኣብ ማእኸሉ ሰበይቲ ፅላል ኣፅሊላትሉ ዘላ ኣርማ ወይ ድማ ምልክት እዩ፡፡

እዚ ዝርአ ዘሎ ቦታ ድማ ናይ ስራሕ ቦታ እንትኸውን ማለት እውን ተሽከርካሪት መኪና ንእትኸድ ዘላን ብዙሓት ሰባት ሒዛ ካብ ቦታ ናብ ቦታ እትንቀሳቀስን ዘላ እዩ።

እዞም ኣብዚ ምስሊ ዝረኣይኒ ዘለው ሰባት እተን ደቂ ኣንስትዮ ኣብ ማዓንጠአን ኣሸንዳ ዝበሃል ሳዕሪ ኣሲረን ምስ ደቂ ተባዕትዮ ሕውስዋስ ብምኳን ማለት እውን ብምትሕውዋስ ኣውርስ ዝጫወቱ ዘለው ሰባት እዮም።

እዚ ዝርአየኒ ዘሎ ቦታ ናይ ትምህርቲ ቦታ እንትኸዉን ክልተ ቆልዑ ማለት እዉን ክልተ ህፃዉንቲ ቆልዑ ዘለዉሉ ብሓፈሻ ድማ ካልኦት ተምሃሮን ዝምሃሩሉን ቦታ እዩ።

እዘን ኣብዚ ምስሊ ዝረአያኒ ዘለዋ ትራንስፖርትን ተሽከርከርትን ኩለን ነናይ ባዕለን ዕዮ ዘለወንን ኣብ ማሕበራዊ ሂወት ደቂ ሰባት ነናይ ባዕልተን ተራ ማለት እዉን ግደ ዝጫወታን እየን።

እዚ ኣብዚ ምስሊ ዝረኣየኒ ዘሎ ቦታ ኣብ ውሽጢ ከተማ ኣኽሱም ዝርከብ እንትኸውን በዓል ጥምቀት ክኸውን ከሎ ህዝብታት ከተማ ኣኸሱምን ከባቢኣን በዓል ጥምቀት ዘሕልፍሉ ከባቢ እዩ።

እዚ ዝርእዮ ዘለኩ መሳርሒ እንትኸዉን ደብተር ንኸይንጠባጠብ ጠርኒፉ ክሕዘልና ዝኽእል ፅቡቕ ዝኾነ መሳርሒ እዩ።

እዚ አብዚ ምስሊ ዝረአየኒ ዘሎ ሰለስተ አንስቲ ዋ ማለት እውን ደቂ አንስትዮ እናተባረያ ዕዮ ሒዘን ማለት እውን ይወቅጣ አለዋ ፡፡

እዚ አብዚ ምስሊ ዝረአየኒ ዘሎ ጫማ ሳእኒ እንትባሃል ቀደም ደቂ ሰባት ዝረግፅዎን ዝዓጥቅዎን ብአብዛሓ ሕዚ እውን ሓለሓሊፉ ዝረግፅዎን ዝዓጥቅዎን እዩ፡፡

እዞም አብ ምስሊ ዝረአይኒ ዘለው መጋየፅታት አብ ኢድ አብ ክሳድ ከምኡ እውን አብ እግሪ ዝእሰሩን ብቂ ተባዕትዮን ብፍላይ ድማ ደቂ አንስትዮን ዝጋየፁን መጋየፅታት እዮም ፡፡

አብዚ ምስሊ ዝረአይኒ ዘለው ሰብአይ ናይ ውድብ ጥዕና ዓለም ዋና አቦ ወንበር እንትኮኑ አብ ትግራይ ትውልዶም ስሞም ድማ ድክተር ቴደሮሰ አደሃኖምእዮም ፡፡

እዚ ኣበዚ ምስሊ ዝርኣየኒ ዘሎ ቦታ ወሰን ፅርግያ እንትኸዉን ንኣእምሮኻ ዘሐድሱን ተኽልታት ዘለዉዎን ክየው ኢልካ ድማ ንመንበሪ ዝኸዉን ገዛን ዝንሄሉን እዩ።

እዚ ዝርአ ዘሎ ገዛ ቤት ምግብን መስተን እንትኸውን ደቂ ሰባት ፀሚኦም ብገንዘቦም ዝረውዩሉ ጠምዮም እውን ብገንዘቦም ዝዕንገሉሉ ገዛ እዩ።

ኣብዚ ዝረአየኒ ዘሎ ቦታ ብዙሓት እንስሳት ዘገዳም ዘለውሉ ከምኒ ዝብኢ ዝኣመሰሉ ዘኣ እንስሳ ዘገዳም ዘለውሉ ቦታ እዩ፡፡

እዚ ዝረኣ ዘሎ ቦታ ድማ ናይ ሞባይል መሸጢ ቦታን ናይ መፀገኒ ቦታን እንትኸውን ብዙሓት ሰባት መፂኦም ከፀግንሉን ክዕድግሉን ዝኽእሉ ቦታ እዩ።

እዚ ኣብዚ ምስሊ ዝረኣየኒ ዘሎ ሸቀጣሸቅጥ ዝተፈላለዩ ሸቀጣሸቀጣት ዝሓዘ እንትከዉን ብፍላይ ድማ ንትምርቲ ዘገልግሉ ብዙሓት ቢሮታት ተንጠልጢሎም ዝርከብሉ ቦታ እዩ ።

እዚ ኣብዚ ምስሊ ዝረኣየኒ ዘሎ ቦታ ዝተፈላለዩ ናይ ዝተፈላለዩ ናይ ኬክ ኣቁሑትን እታወታት ኬክን ሓፈሻዊ ሸቀጣሸቀጥ ከምእውን ናይ ኣስካለ ኤሌክትሮኒከስ ኣቁሕታትን ዝሻየጠሉን ዝተዓዳደገሉን ቦታ እዩ።

እዚ ኣብ እዚ ምስሊ ዝርአየኒ ዘሎ ቦታ ከተማ እንትኸውን ብሓምለዋይ ተኽሊ ዘለሉ ናይ ኣእምሮኻ መሕደሳይ ዝኾነ ቦታ እዩ።

እዞም ኣብዚ ምስሊ ዝረአዩኒ ዘለዉ ምግብታት በለስ እንትኾኑ ንምብልዖም ጥዑማት እንትኾኑ ንልብኻ ድማ ኣር ኣትርክስ ዘብሉ ብኣብዝሓ ኣብ ክረምቲ ዝርከቡ ምግብታት እዮም፡፡

ኣብዚ ዝረኣየኒ ዘሎ ምስሊ ዓብይ ጎቦ ማለት እውን ኩማ እንዳተባሃለ ዝፅዋዕ ኮይኑ ኣብ ርእሲኡ ድማ ብቆርቆ ዝተሰርሐ ገዛ እዩ።

እዘን ኣብዚ ምስሊ ዝረኣያኒ ዘለዋ ክልተ ኣንስቲ ወርቂ መጋየፂ ኣብ እዝነን እታ ሓንቲ ኣብ እዝናን ኣብ ክሳዳን እታ ሓንቲ ድማ ኣብ እዝና፣ ኣብ ክሳዳ ከምእውን ኣብ ርእሳ ተጋይፃ ዝኒአዋ እንትኮና ብተወሳኪ ድማ ሕንበሻ ኣብ ኢደን ሒዘን እኒአዋ።

እዚ ኣብዚ ምስሊ ዝርአየኒ ዘሎ ቆፅሊ ወይ ድማ ተኽሊ ንዝተፈላለዩ ባህላዊ ሕክምና ዝጠቕምን ዝተፈላለዩ ሕማማት ክፍውስን ዝኽእል ተኽሊ ወይ ድማ ቆፅሊ እዩ፡፡

እዚ ዝርአየኒ ዘሎ ቦታ ዝተፈላለዩ ስራሕቲ ሓፂን መፂንን ከመኡ እውን ጣውላ መውላን ዝስርሕሉ ቦታ እዩ።

እዚ ኣብዚ ምስሊ ዝረኣየኒ ዘሎ ቦታ ዓባይ ሲኖ እትብሃል መኪና ዘለትሉ እክሊ ተፅዒና ሰባት እቲ መዳበርያ ዝመልአ እክሊ ዘውርድሉ ዘለው ቦታ እዩ።

እዚ ዝረአ ዘሎ ኣቕሓ ድማ ጫማ እንትኸውን ንቡዝሐት ሰባት ዝጥቀሙሉ ካብ ዑሾኽን ካልኦትን መከላኸሊ ዝኸውን ኣቕሓ እዩ።

እዚ አብ ምስሊ ዝረአየኒ ዘሎ አቃሓ ዝተፈላለዩ ጨማሙ ዘለውሉ ከምእኒ ሸባቶ፣ ሸበጥ ፣ድፉን ካልኦትን ዘለውሉ ቦታ እዩ፡፡

አብዚ ዝርአየኒ ዘሎ ምስሊ ዝንኦ ጋዜጣ ወይ ድማ መፅሓፍ አብ ሽፋኑ ፅሑፍ ዘለዎ እንትኸውን፤ እቲ ፅሑፈ ድማ “አይወዳእካን እዩ ዛንታ ሄለን ሓቀኛ ዛንታታት ፀጋብርሃን ጎይትኦም” ይብል፡፡

እዞም ዝርአዩ ዘለዉ ጠራሙዝ ድማ ናይ መስተታት ጠራሙዝ እንትኾኑ ከም እኒ ኣዋሽ፣ ጉደር ዝኣምሰሉ መስተታት ዝሓዙ ጠራሙዝ እዮም፡፡

እዚ ዝርኣ ዘሎ መፅሓፍ እንትከውን ኣብ ሽፋኑ ሃንቀውታ ዝብል ፅሑፍ ዘለዎ ልብ-ወለድ ግርማ ዝብል ብግርማፂዮን ኪዳነን ብ ሰብኣከ ሚካኤል ደብረፅየን ዝተሰርሐ መፅሓፍ እዩ።

እዛ ኣብዚ ምስሊ እትርአየኒ ዘላ መፅሓፍ ክስታይ 2 እትብል መፅሓፍ ውግዒ እንትከውን ብ ግርማይ ገብሩ ዝተብሃለ 2016 ዓ.ም ዝተሓተመት መፅሓፍ እያ።

እዞም ኣብዚ ምስሊ ዝረአዩ ዘለዉ ተክልታት ሓምለዎት ተክልታት እንትኮኑ ንኣእምሮ ንደቂ ሰባት ሳሓብትን መሐደስትን ዝኮኑ ተክልታት እዮም፡፡

ካብ ተክልታት ሓደ ዝኮነ ፃዕዳ ሽጉርቲ ዝተጨጨፈ ኣብ ሳሓኒ ኮይኑ፣ ደቂ ሰባት ንምግብነት ዝጥቀሙሉ ከም ኣብ ፀብሒን በርበረን ካልኦትን ዝኣቱ እንትከውን ንጥዕና ደቂ ሰባት ኣገዳስን ኣድላይን ካብ ዝባሃሉ ሓደ እዩ።

እዞም ኣብዚ ምስሊ እዚ ዝረአዩኒ ዘለዉ ክልተ ሰባት ሰብኣይን ሰበይትን ኮይኖም ባህላዊ ኣከዳድና ክዳን ተኸዲኖም ኣብ ኣፍ ደገ ገዝኦም ኮፍ ኢሎም እንሄዉ፡፡

እዙይ ዝርኣየኒ ዘሎ ፀጉሪ ብፅቡቅ ዝኾነ ኣቆናንና ዝተቆነነ ነዊሕ ዝኾነ ፀጉርን ከምኡ ድማ ኣብ ማኸእል ምስቲ ዕንቚ ዝተኣሰረሉን ፀጉርን እዩ።